ካብ ተፈጥሮታት ሓደ ሰማይ እዩ። ሰማይ ሰማያዊ ሕብሪ እንኤዎ። ብጣዕሚ እዩ ዓብዪን ብጣዕሚ ደስ ዝብልን ገፅታ እንኤዎ። አብ ሰማይ እዉን ፀሓይ ትወፅእ። ወርሒ ይወፅእ። ኮኾባት ይርኣያ። ዝተፈላለዩ ደስ ኣብሉ ነገራት ንርኢ። እና ሰማይ ደስ በሃሊ እዩ።

ካብ ስራሕቲ ሓደ ደራሲ እዩ፡፡ ደራሲ ብዙሕ ግዜ ሂወቱ ዝመርሕ ደርፊ ብምምፃእ ግጥሚ ብምግጣም ኣብኡ እናሃለወ ዜማ ኣእትዩ ደርፊ ብምፍጣር ማለት እዩ። እና ሰባት ብምዝንናይ እና ሰባት ሓሪፍ ሙድ ኣብ ምእታይ ዝሰርሕ እዩ ማለት እዩ፡፡

ስደት ሓደ ናብ ስደት ዓረብ ዓድታት እኒአውና ብዙሕ ግዜ ናብራ ንምስትክካል ሂዎቶም ንምሰትክካል ተባሂሉ ካበ ቡዝሓት ዓድታት በተለይ በተለይ ካብ ዓድና እወን ካብ ኤርትራ እውን ብጣዕሚ ብዙሓት ዝስደድ ሰባት እኒአው። እና እዚ ኣብዚ እኒአ ችግር ብጣዕሚ እዩ ሕዚ ጎሊሁ እዩ ዘሎ ብበዝሒ ለ እዩ ሕዚ።

ካብ መጋየፅታት ሓደ ሰዓት እዩ፡፡ ሰዓት ብዙሕ ጊዜ ክግበር ተሎ ንምምልኻዕ ተባሂሉ ኣይኮነይ ተፈጢሩ ነይሩ፡፡ ብዙሕ ጊዜ ሰዓት ንምርኣይ ተባሂሉ ዝተፈጠረ መሳርሒ እዩ፡፡ ነገር ግን ሕዚ ኣብ ቐረባ ጊዜ ብጣዕሚ ደስ ብልብል መልክዕ ብልስሕቡ ብጣዕሚ ናይ ሰብ ዓይኒ ብልስሕቡ ስለልስርሑ መጋየፂ ለ ንጥቀመሎም፡፡

ሕ/ሰብ ሕ/ሰብ ኣዲስ ኣበባ ብዙሕ ግዜ ኣማርኛ ዘውግዕ ዝተፈለ ሕ/ሰብ እዩ፡፡ ካብ ዝለመድናዮ ካብ ናይ ትግራይ ሕ/ሰብ እና ናይ ኣዲስ ኣበባ ሕ/ሰብ ብዙሕ ግዜ ኣማርኛ ዘውግዕ ኮይኑ ብዙሕ ናይ ኦሮሞ ተናገርቲ ፣ ናይ ትግርኛ ተናገርቲ ካብ ዝተፈላለዩ ቦታ ዝመፁ ዝተፈላለየ ቋንቋ ተናገርቲ ዉን እነእዉዎ እዮም፡፡

ካብ ህንፃ ስራሕቲ ሓደ ቪላ ገዛ ኾይኑ, ቪላ ገዛ መብዛሕትኡ ግዜ ኣብ ገጠራማ ቦታታት ዘይኾነ ብዙሕ ግዜ ኣብ ኸተማ ቦታታት ዝስራሕ ናይ ህንፃ ዓይነት እዩ። እና ቪላ ክርአ እንከሎ ብጣዕሚ ደስ ዝብል ብዝተፈላለየ መልክዕ ክስራሕ ዝኽእል ህንፃ እዩ። እና ደስ በሃሊ እዩ።

ካብ ኣትክልትታት ሓደ ኣፕል ብዙሕ ግዜ ኣብ ዓድና ኣይግነን መብዛሕትኡ ግዜ ኣፕል ኣብ ወፃኢ ዓድታት ዝትከሉ ኮይኖም ሕልፍ ኢሉ ኣብ ዓድና እውን ንጥቀመሉ ኢና ኣብል ደስዝብል ብዙሕ ሽኳር ጣዕሚ ዘይብሉ ደስ ዝብል ጣዕሚ ዘለዎ ኣትክልቲ እዩ፡፡

ካብ ምግብታት ሓደ ጥብሲ እዩ፡፡ ጥብሲ ብጣዕሚ ዝፍተው ናይ ምግቢ ዓይነት እዩ፡፡ መብዛሕትኡ ጊዜ ኣብ ኢትዮጵያን ኣብ ኤሪትራን ዝምገብዎ ምግቢ ኮይኑ ጥብሲ ብጣዕሚ ደስ ዝብል ጣዕሚ ዘለዎ ብዘይቲ ዝጥበስ ሽጉርቲ ዝመልአ ዘለዎ ብጣዕሚ ሰብ ክፈትዎ ዝኽእል ዓይነት ምግቢ እዩ ማለት እዩ፡፡

ካብ እፀዋታት ሓደ ኣውሒ እዩ፡፡ ኣውሒ ደስ ዝብል ብጣዕሚ ዓብይ ዝኾነ ተኽሊ እዩ፡፡ ንምርኣዩ ውን ደስ ዝብል ቦታ ስለዝሕዝ ውን ንፅላልነት ውን ከገልግል ይኽእል እዩ፡፡ ኣውኡ እንዳሃለወ እውን እዚ ፍረታት ስለዝህብ ብጣዕሚ ደስ ዝብል ጣዕሚ ዘለዎ ክብላዕ ዝኽእል እዩ ማለት እዩ፡፡

ጥበብ ሓደ ኣብ ክዳና ምስራሕ ዉራይና ንክእል ኢናጥበብ ሓደ ኣብ ዓድና ቡዙሕ ግዜሕዚ እንተመፂና ዝተፈላለዩ ዓይነት ናይ ክዳን ዓይነታት እኒአዉጥልፊ ክኮን ይክእል፡፡ ሕዚ ንአ ኣብ ዓድና ቡዙሕ ግዜ ኣብ ኢትዮጰያ ኣብ ኤርትራ ንጥቀመሉ ጥልፊ ድማ ኣነ ድማ ብጣዕሚ ጥበበቻ ኢድ ስራሕ ዕዮ ማለት እዩ፡፡

ካብ መጋየፅታት ሓደ ናይ እዝኒ ኾይኑ ኣዋልድ ወይ ድማ ኣጓላት ዝጥቀመኦ ኣብ እዝነን ዘንጠልጥለኦ ነገር እዩ፡፡ እዚ ናይ መጋየፂ ንብዙሕ ዓመታት ኣጓላት ክጥቀማሉ ፀኒሐን እየን ብጣዕሚ ውን ደስ ልብል ክረአ ተሎ ንዓይኒ ልማርኽ ማጋየፂ እዩ፡፡

ሕብረተሰብ መቐለ ሕብረተሰብ መቐለ ኣብ መቐለ ንርከብ ሰባት ኮይና ናብ ሸውዓተ ሚኢቲ ሽሕ ኣከባቢ ሰብ ዝሓዞ ቦታ እዩ። መቐለ ብጣዕሚ እዩ ሓሪፍ ብጣዕሚ ደስ ዝብል ሕብረተሰብ ዘለዎ ቦታ እዩ። ሕብረተሰብ ብዙሕ ችግር ትበፃፃሕ ኣብ ደስታካ ስድራ ገዛና ትበፃፃሕ ሓሙሽተ ኢና ሽዱሽተ ኢና ሸውዓተ ኢና፡፡

ካብ ኣትክልትን ኣሕምልትን ሓደ ሞሪጋ እዩ። ሞሪጋ ብዙሕ ጠቅሚ ዘለዎ ኣሕምልቲ ኣትክልትን እዩ። ሞሪጋ ማለት ብጣዕሚ ደስ ዝብል ብጣዕሚ ዓብዩ ዝኮነ ዛፍ ኮይኑ ብጣዕሚ ብዙሕ ነገራት ንጥረ ነገራት ዝሓዘ እዩ። ኣብ ዉሽጡ ፕሮቲን ፣ንካርቦሃድሬት፣ ንጥረ ነገራት ዘድልዩና እንቫይታሚን ሚነራላት ነግንየሉ ኣሕምልቲ እዩ።

ሕጊ ኣኽበርቲ ሓደ ፖሊስ ኮይኑ ፖሊስ ሕጊ ንኽባር ንጎሆን ምሸትን ይሰርሕ፡፡ ናይ ማሕብረሰቡ ሰላም ናይ ማሕብረሰቡ ፀጥታ ንምስፋን ይሰርሕ፡፡ ፖሊስ ብጣዕሚ ብዙሕ ስራሕ እናሰርሐ ዝኽፈሎ ግን ዝወረደ ዝወረደ እዩ፡፡ እና ብጣዕሚ ክስተኻኸል እኒሀዎ ።

ካብ ቤት መስተታት ሓደ እንዳ ቡና እዩ፡፡ እንዳ ቡና ብዙሕ ጊዜ ኣብ ኢትዮጵያ ዝተለመደ ቦታታት ዝተለመደ እዩ፡፡ ብዙሕ ጊዜ ንሰባት ሱሰኛታት ዝኾኑ ሰባት ንምስትእንጋድ ቡና እንዳፍላሕኻ ሰለስተ ሻዕ እንዳሃብካ ትገብሮ ነገር እዩ እና ብጣዕሚ ሓሪፍ እዩ።

ካብ ናይ ገዛ መንበሪታት ሓደ ክራይ ገዛ እዩ፡፡ ክራይ ገዛ ናይ ባዕልኻ ተኻሪኻ ንዝተወሰነ ጊዜ ቅርሺ እንዳኸፈልካ እትነብረሉ ቦታ እዩ፡፡ ናይ ክራይ ገዛ ናይ ባዕሉ ልኾነ ኣሉታዊ ጎኒ ኣወንታ ጎንን እኔሀዎ ብዙሕ ጊዜ ግን ኣሉታዊ ጎኑ እዩ ዘመዝን፡፡

ካብ እፅዋት ሓደ ፅሕዲ ኮይኑ ፅሕዲ ብዙሕ ግዜ ኣብ ትግራይ ከባቢ ዝበቁል እንትኾን ብዙሕ ግዜ ፅሕዲ እንጥቀመሉ ንመጋየፂ ከም ኪሪስማስ ክኣቱ ከሎ እንጥቀመሉ እፅዋት እዩ። እና ብጣዕሚ ደስ ዝብል ንዓይነ ብጣዕሚ ዝማርክ እፅዋት እዩ።

ናይ ገዛ እንስሳ ሓደ ድሙ ኮይኑ ድሙ ብጣዕሚ ምስ ሰብ ዝረዳዳእ ምስ ሰብ ለማዳ ዝኮነ እንስሳ እዪ። ሓደ ሓደ ሻዕ ግን ብጣዕሚ አቸጋሪ ልኮነ ፀባይ አለዎ ናይ በረኻ እንስሳ ሓደ ዝብኢ እዪ። ምሸት ልወፅእ እንስሳ እዪ ብዙሕ ግዜ ቀትሪ ለይረአ እንስሳ እዪ ።

ካብ ሱፐርማርኬት ኣቕሑ ሓደ ልስሉስ መስተ እዩ፡፡ ልስሉስ መስተታት ማለት ሚሪንዳ፣ ኮካ ዝተፈላለዩ ልስሉሳት መስተታት ለየስክሩ ምንም ዓይነት ናይ ኣልኮል ትሕዝቶ ለይብሎም እዮም፡፡ እና ልስሉስ መስተታት ዝተፈላለዩ ሰባት ክጥቀምሎም ይኽእሉ እዮም፡፡ ካብ ህፃን ቆልዓ እሽካዕ ወጣታት እሽካዕ ዓበይቲ ኣረጉቶት ክጥቀምሎም ይኽእሉ እዮም፡፡ ምንም ዓይነት ሽግር ስለለይምፅኡ።

ካብ ሃይማኖታት ሓደ ሂንዱዝም ኮይኑ መብዛሕትኡ ግዜ ተከተልቲ ዘለውዎ ኣብ ህንዲ ዝርከቡ ሰባት እዩ፡፡ እና ብዙሓት ተከተልቲ ኣለውዎ እዚ ሃይማኖት እዚ እና መረጃ ኣይሃልወኒ ብዙሓት ተከተልቲ አለውዎ፡፡

ካብ ገዛታትን መንበሪን ሓደ ናይ ገጠር ገዛታት ኮይኑ ናይ ገጠር ገዛታት ብጣዕሚ ዝተፈላለየ ብጣዕሚ ዝተረሓሓቐ ካብ ባዕሎም ናብ ባዕሎም ብጣዕሚ ዝተረሓሓቐ ገዛታት ይርከብዎ፡፡ ናይ ገጠር ገዛታት ብጣዕሚ ዝተረሓሓቐ እዩ፡፡ ከምኡውን ካብ ሳዕሪ ካብ ጭቓ ዝተሰርሐ ገዛታት ይርከብዎ፡፡

ሃይማኖት ሓደ ኘሮቴስታንት ኮይኑ ኘሮቴስታንት ክርስቶስ ብቻ እዩ ዘድሕን ኢሎም ዝኣምኑ እዮም፡፡ እምነት ተኸተልቲ ናይ ክርስቶስ እዮም፡፡ ኘሮቴስታንት ካብ ኦርቶዶክስ ካብ ካቶሊክ ካብ ዝተፈላለዩ ክርስትና እምነታት ፍልይ ዘብሎ ነገር ማርያም ኣይተማልድን ብቻ እየሱስ ክርስቶስ እዩ ለማልደና ኢሎም ብምእማኖም እዩ፡፡

ካብ ናይ ግብርና ስርዓት ሓደ ኣጣል እንስሳታት ምዕባይ ማለት እዩ፡፡ ኣጣል ምዕባይ ብጣዕሚ ቡዝሕ ጥቅምታት ክህልዎ ይክእል እዩ። ሓደ ናይ ኣጣል ፃባ ምጥቃም ይካኣል እዩ፡፡ ዝተፈላለዩ ምግቢታት ምብላዕ ኽሽወጥ ይኽእል እዩ፡፡ ንባዕልና እዉን ክንጥቀመሉ ንክእል ኢና፣ ብካልኣይ እዉን ክሽወጣ ይክእላ እየን ማለት እዩ፡፡

ማሽናት ሓደ ጨጉሪ መቁረፂ እዩ ጨጉሪ መቁረፂ ክበሃል እንተሎ ጨጉሪ ንምስትክካል ዝግበር ማሽን እዩ ማሽናት ብጣዕሚ ስራሕ ንምቅልጣፍ ፣ግዜ ንምቅልጣፍ እንጥቀመሎም መሳሪሒታት ኮይኖም ፀጉሪ መቁረፂ ብጣዕሚ ናይ ሰብ ሂወት ዝቀለለ ሓደ መሳሪሒ እዩ ኣብ ዘመና ካብ ዝረአናዮም መሳሪሒታት እዩ።

ካብ ፀጒሪ ሓደ ፀጒሪ ፀሊም ፀጒሪ እዩ። ፀሊም ፀጒሪ መብዛሕትኡ ግዜ ኣብ ዓለምና ዝተለመደ ፀጒሪ እዩ። ብዙሕ ግዜ ብዙሕ ሰባት ዝብህግዎ ናይ ፀጒሪ ሕብሪ እዩ። ፀሊም ሕብሪ ብጣዕሚ ተፈታዊ ብጣዕሚ ብሰብ ዝፍተ ካሊእ ሕብሪ ዘለዎም ከዓ ፀሊም ፀጒሪ ክህልዎም ዝደልይዎ ዓይነት ሕብሪ እዩ እና ብጣዕሚ ደስ ዝብል እዩ።

አርትሬክቸር ህንፃ ሓደ ስራሕን ፎቅ ዘመናዊ ህንፃ ስራሕ ኮይኑ ብጣዕሚ ደስ ዝብል ብጣዕሚ ኣብ ንኡሽተይ ቦታታት ብዙሕ ቦታታት ምስራሕ እትክእለሉ መንገዲ እዩ። እዚ ኣብዙይ ዝኒሀ ህንፃ ብጣዕሚ ደስ ዝብል ብጣዕሚ ዝማርክ ንዓይኒ ብጣዕሚ ዝስሕብ ብጣዕሚ ጥቅሚ ዘለዎ ህንፃ እዩ።

ካብ መጋየፂታት ሓደ ናይ ውሽጢ ክዳን ኮይኑ ብዙሕ ጊዜ ናይ ውሽጢ ክዳን ክስራሕ እንተሎ ንመጋየፅነት ተባሂሉ ኣይስራሕን ነይሩ፡፡ መብዛሕቲኡ ጊዜ ቁሪ ንምክልኻል ካብ ዝተፈላለዩ ናይ ቁርታት መንገድታት ንምክልኻል ተባሂሉ እዩ ይስራሕ ነይሩ፡፡ ሕዚ ግን ብዝተፈላለየ መልክዕ ይመፅእ ስለዘሎ ብጣዕሚ መጋየፂ ምጥቃም ንኽእል ኢና፡፡

ሕ/ሰብ ሓደ ናይ ካናዳ ሕ/ሰብ ምውሳድ ንኽእል ኢና፡፡ ናይ ካናዳ ፍልይ ልበለ ኣታሓሳስባ ለለዎም ናይ ባዕሎም ዝኾነ ባህሊ ናይ ባዕሎም ልኾነ ቋንቋ ለለዎም ሰባት እዮም፡፡ እና ናይ ካናዳ ሕ/ሰብ ብጣዕሚ እዩ ደስ በሃሊ ብጣዕሚ ስነስርዓት ለለዎም ማ/ሰብ እዮም ኢለ እየ ልኣምን፡፡

ካብ ሕጊ ኣክበርቲ ካለ ጠበቃ እዩ። ጠበቃ ልማጎት ኣካል እዩ ። መብዛሕቲኡ ብዛዕባ ንስካ ንዓካ ወኪሎም ዝማጎቱ ኣብ ክንድክንካ ዝናገርካ እዩ።

ካብ ናይ ጫማ ዓይነት ሓደ ሲኒከር እዩ። ሲኒከር ብዙሕ ግዜ ካብ ጎማታት ዝኮኑ አቁሑታት፣ ካብ ፕላስቲክ ዝኮኑ ነገራት እዩ ዝስራሕ። ብዙሕ ግዜ ናይ ስፖርታዊ ምንቅስቃሳት፣ ዝተፈላለዩ ቀለልቲ ዝኮኑ ምንቅስቃሳት ብጣዕሚ እዩ ይሕግዝ እና ቅልል ዝበለ ዓይነት ጫማ ስለዝኮነ ብጣዕሚ እዩ ተመራፂ።

ተፈጥሮን ኣከባብን ሓደ ፀሓይ እያ ፀሓይ ንጉሆ ወፂኣ ምሸት ትኣቲ ፀሓይ ንወድሰብ ብተፈጥሮ ጠቃሚ ዝኾነት ፍጥረት እያ ፣ ፀሓይ እንተዘይትህሊ ምንም ዓይነት ሂወታዊ ኣብ ምድሪ ክትህሊ ኣይትክእልን፣ ፀሓይ መላእ ብርሃን ነግኒ ምግቢ ነግኒ ኩሉ ነገር ነግኒ።

ናይ መፋለጢ ዓይነት ሓደ መፋለጢ ፌስቡክ እዩ፡፡ እዚ ኣብ ፌስቡክ መፋለጢ ምፍላጥ ንኽእል ኢና ምህርትናን ኣገልግሎትና ኣብ ፌስቡክ ክፋለጡ ይኽእል እዩ፡፡ ፌስቡክ ማህበራዊ ሚድያ ስለዝኾነ ብዙሕ ሰባት ክበፅሕ ይኽእል እዩ፡፡ ለለና ኣቕሓ ኣብኡ ኣቢልና ነፋልጥ ንኽእል ኢና ማለት እዩ፡፡

ካብ መፅሓፍትታት ሓደ ምኩሕኳሕ ዘይፍለዮ ማዕፆ እዩ። ምኩሕካሕ ዘይፍለዮ ማዓፆ ብመለስ ዜናዊ ዝተፃሓፈ መፅሓፍ እዩ። ዝነበረ ናይ ደርጊ ኩነታት ዝናገር መፅሓፍ እዩ ። ናብ ቡዙሕ ሰባት ኣቢቦም ቡዙሕ ዝፈተዮ ሓቀኝነቱ ዝተኣመነሉ መፅሓፍ እዩ።

ምግብታት ሓደ ፓሰታ ኮይኑ ፓስታ ናይ ጣልያኒ ምግብ ኮይኑ ብጣዕሚ ካብ ፍኖ ዝተሰረሕ እዩ። ብጣዕሚ እዩ ደስ ዝበል ብጣዕሚ ጉልበት ዝህብ ምግብ እዩ። እና ፓስታ ክትበሉዑ ብጣዕሚ እየ ዝመኽረኩም እና ሓርፍ ምግቢ እዩ። መከሩዎ እና ኣስታያየት ሃቡኒ።

ናይ ንግዲ ዓይነት ሓደ ናይ ባኒ ንግዲ እዩ፡፡ ብዙሕ ጊዜ መብዛሕትኡ ወጣታት ዝተሰማረየሉ ንግዲ እንተኾነ እውን ፊኖ ገዚእኻ ናብ ባኒ ቀይርካ ባኒ ናብ ዝተፈላለዩ ቦታታት ምሻጥ ማለት እዩ፡፡ እና ንብዙሕ ሰባት ኣገልግሎት ብምሃብ ብጣዕሚ ፅቡቕ ኣገልግሎት እዩ ልህብ፡፡

ካብ ንግድታት ሓደ ናይ ማይ ሃይላንድ ንግዲ እዩ፡፡ ናይ ማይ ሃይላንድ ንግዲ ብጣዕሚ ወሳኒ ፣ብጣዕሚ ሽግር ዝቐርፍ ንግዲ እዩ፡፡ ብዙሕ ማያት ብምፍራይ ፅሩይ ማያት ብምፍራዩ ንህዝቢ ተገልጋሊ ማሕበረ ሰብ ኣብ ምሃብን ምዕዳግን ይኮኑ፡፡

ካብ መንበሪ ገዛ ሓደ ቆርቆሮ ገዛ ምውሳድ ንክእል ኢና፡፡ ቆርቆሮ ገዛ መብዛሕትኡ ግዜ ብናይ ብቅርሺ ጉዳይ ዝተሸገሩ ሰባት ክሰርሕዎ ዝክእሉ ናይ ገዛ ዓይነት እዩ ማለት እዩ፡፡ ንኣብነት ከምዚ ዓይነት ገዛ መብዛሕትኡ ግዜ ኣብ ገጠር እዩ ዝግነ ብዙሕ ኣብ ከተማ ከባቢ ኣይግነን፡፡

ሱፐር ማርኬት ክባሃል ከሎ ንኣብነት ዱኳን ናይ ሸቀጣ ሸቀጥ እዚ ቡዛሓት ዝሕዝ ነገራት ኣብ ሓደ ቦታ ዝሓዘ ኮይኑኒ ማሕበረሰብ ዝተፋላለይ ነገራት ልህብ ናይ ንግዲ ሰራሓ ለካየደሉ ቦታእዩ፡፡ ዝተፋላለዩ ነገራት ክሕዝ ይክእል እይ፡፡ ሹፐር ማርኬትንኣብነት ሺጉርቲ፣ ፣ኮምደረ ዝተፋላለዩ ነገራት።

ካብ ናይ ህንፃታት ሓደ ጉጂ ገዛ እዩ፡፡ ጉጅ ገዛ ብዙሕ ጊዜ ኣብ ገጠር ኣከባቢታት ዝስራሕ ገዛ ኮይኑ ብዙሕ ጊዜ ኣብ ናይ ሕዚ ዘለናሎ ጊዜ ዘይተለመደ ገዛታት እዩም፡፡ ኣብ ከተማ ቦታታት ብዙሕ ጊዜ ዘይተለመዱ እዮም ብዙሕ ጊዜ ኣብ ገጠር ስለልኾኑ ዝስርሑ ብዙሕ ጊዜ ኣብ ገጠር ንሪኦም ንኽእል ኢና ማለት እዩ፡፡

ሓደ ሃይማኖት ኦርቶዶክስ ምውሳድ ንክእል ኢና ኦርቶዶክስ ሃይማኖት ካብ ዝፈላልዮ ክርስትና እምነት ፍልይ ዘብሎም ማርያም ተማልድ እያ ካልኦት ኣማልክትን መላእክቲ የማሉዱ እዮም ቁዱሳትን የማሉዱ እዮም ኢሎም ብምእማኖም ማለት እዩ ብዙሕ ኣፈላላይ ይፈጥር ምስ ካልኦት ሃይማኖታት።

ካብ መጋየፅታት ሓደ ናይ አፍንጫ ሰቋር ኮይኑ፣ ብዙሕ እኳ ዋላ ኣብ ዓድና ኣይለመድ ብዙሕ ግዜ ኣብ ወፃኢ ዓዲታት ናይ አፍንጫ ሰቋር ከም መጋየፂ ይጥቐሙሉ እዮም። ምንም ዓይነት ካሊእ ጥቕሚ ዋላ ኣይሃልዮ ናይ አፍንጫ ሰቋር መብዛሕትኡ ግዜ ንመጋየፂ ብቻ ተባሂሉ ይግጠም እዩ።

ካብ ሃይማኖታት ሓደ ካቶሊክ እዩ። ካቶሊክ ካብ ክርስትና እምነታት ሓደ ኮይኑ ካብ ፕሮቲስታንት ወይ እዉን ካብ ኦርተዶክስ ዝተፈላለየ እምነት እኒአዎ እዚ'ዉን ፍልይ ዘብሎ ነገር ናይ እምነት ጉዳይ እዩ ብዙሕ ግዘ ክቅረፍ ተተመኮረ ዋላ ግን ኣይተቀረፈን ።

ካብ ናይ ሙዚቃ ዓይነታት ሓደ ኣምባሰል ዝበሃል እዩ፡፡ ኣምባሳል ዝበሃል ናይ ኢትዮጵያ ብዙሕ ጊዜ ኣብ ኢትዮጵያ እንጥቀመሉ ናይ ሙዚቃ ስታይል ኮይኑ ብጣዕሚ ደስ ዝብል ብጣዕሚ ፍልይ ዝበለ ካብ ዓለምና ፍልይ ዝበለ ናይ ሙዚቃ ዓይነት እዩ ማለት እዩ፡፡ እና

ካብ ኣትክልታት ሓደ ፖፓዮ ኮይኑ ፓፓዮ ኩሉ ሰብ ዝፈትዮ ኣትክልቲ እዩ። ብዙሕ ግዜ ዝኮነ ብጣዕሚ ደስ ዝብል ጣዕሚ ዘለዎ እዩ ይብሉ ሰባት እና ፓፓየ ብጣዕሚ ደስ ዝብል ናይ ጥዕና ጠቅሚ ቡዙሕ ነገራት ዝሓዘ ኮይኑ ቫይታሚን ሚነራላት ዝሓዘ እዩ ኣብ ውሽጡ።

ካብ ተፈለጥቲ ሰባት ሓደ ኣስናቀ እዩ:: ኣስናቀ ኢትዮጵያዊ ድራማ ሰራሒ እዩ:: እና ብጣዕሚ ተዋስኦ ብጣዕሚ እዩ ዝኽእል ሰብ እዩ:: ኣስናቀ ማለትብመብዛሕትኡ ኢትዮጵያዊ ኣብ ሰብ ንሰብ ዝብል ድራማ ንፍልጦ ሰብ እዩ እና ብዙሕ ግዜ ኣብ ሰብ ንሰብ ዝብል ድራማ ብጣዕሚ እዩ ጎበዝ። ብጣዕሚ ዝድነቕ አክተር እዩ ማለት እዩ::

ካብ ናይ ዜናታት ሓደ ናይ ኦሮሚኛ ዜና ኮይኑ መብዛሕቲኡ ግዜ ንኦሮሞ ተናገርቲ ሰባት ተባሂሉ ዝስራሕ ዜና እዩ። እና ብዙሕ ግዜ እዚ ኣብዙይ ዝኒአ ናይ ኦሮሞ ሰባት ተባሂሉ ዝስራሕ ስለዝኮነ ብኦሮምኛ ቋንቋ ዝንገር ቋንቋ ብኦሮሚኛ እዩ ዝዘጋጆ ማለት እዩ።

ካብ ሕርሻታት ሓደ ዘመናዊ ሕርሻ ኮይኑ ዘመናዊ ሕርሻ ናይ ቀደም ልሙድ ልኾነ ናይ ሕርሻ ተግባራት ብምቅጣፍ ዘመናዊ መሳርሕታት ብምጥቃም ሕርሻ ንምቅልጣፍ ፣ጊዜ ንምቑጣ፣ ጉልበት ንምቑጣብ፣ ምህርቲ ንምቑጣብ ንጥቀመሉ መንገዲ እዩ ።ዘመናዊ ሕርሻ?

ካብ መሰረታዊ ልምዓታት ሓደ መብራህቲ ኮይኑ መብራህቲ ብዙሕ ጥቕሚ ስለለዎ ብጣዕሚ ቡዙሕ ጥቕምታት ስለለዎ ብመንግስቲ ዝጣየሽ ናይ መሰረታዊ ልምዓት ሓደ ኣካል ኮይኑ እና መብራህቲ እንተዘይህልይ ብዙሕ ችግራት ክመፅእ ነይሩ መብራህቲ ግን ችግር ይፈትሕ እዩ ማለት እዩ፡፡

ካብ ተፈጥሮታት ሓደ ናይ ማይ ኣካላት እዩ። ብዝሓት ናይ ማይ ኣካላት እንህውና ከም ሩባ፣ ቃላይ ከምኒ ውቅያኖስ ዝኣመሰሉ እዮም። ዝተፈላለየ ናይ ማይ ኣካላት ዝተፈላለዩ ጥቅሚ ዝተፈላላዩ ነገራት እንህዎም። ሕዚ ንኣብነት ውቅያኖስ እንተሪኢና ዝተፈላለዩ ጨው ኣካላት ዘለዎም ወፃኢ።

ካብ ስራሕ ሓደ መምህርነት ኾይኑ መምህርነት ተምሃሮ ምምሃር ናይ ተምሃሮ ሓላፍነት ብዙሕ ምሽካም ኾይኑ ናይ መምህር ሓላፍነት ሓደ ተምሃሮ ብቁዕ ኾይኖም ንፈተና ፈተና ፅቡቅ ውፅኢት ንምምፃእ ሓሪፍ ዝኾነ እውቀት ክህልዮም ሓሪፍ ዝኾነ ስነምግባር ክህልዮም ምግባር እዩ ዝኾን::

ሓደጋ ና ባንዴራ ናይ ኢትዮጵያ ባንዴራ እዩ። ናይ እትዮጵያ ባንዴራ ቆፅላዋይ፣ ብጫ፣ ቀያሕ፣ ኣብ ማእኸሉ ብኮኮብ ዝተሰአለ ዘለዎ ባንዴራ እዩ። እዚ ባንዴራ እዚ ብዙሕ ትርጉም ዘለዎ ብዙሕ ደስ ዝብል እና ብዙሕ መስዋእትነት ዘለዎ ከምነረጋግፅ ባንዴራ ዩ።

ናይ ፅሕፈት መሳርሒ ሓደ እኒ ኡሁ እዮም፡፡ ኡሁ ወረቓቕቲ ንምጥባቕ፣ ካርቶናት ንምጥባቕ እንጥቀመሉ መሳርሒ እዩ፡፡ እና ብዙሕ ጥቕምታት ኣለዉዎ፡፡ ኡሁ እንተይህሉ ብዙሕ ሽግር ከጋጥመና ነይሩ፡፡ እና ኡሁ ሓደ ወሳኒ ናይ ፅሕፈት መሳርሒ እዩ፡፡ ኣብቡዙሓት ፅሕፈት መሳርሒ እውን ይግነ።

ካብ ምግብታት ሓደ ሙዝ ኮይኑ ሙዝ ሓደ ካብ ናይ ተክልታት ካብ ዝብሉዑ ነገራት እዩ፡፡ እና ሙዝ ብጣዕሚ እዩ ጉልበት ዝህብ ብጣዕሚዝሃንፅ ምግቢ እዩ፡፡ ባናና ብጣዕሚ አዩ ጣፋጭ ነገር ብጣዕሚ ዝጥዕም ነገር እዩ፡፡ እና ቡዝሕ ግዜ ክበዝሕ ከሎ ብጣዕሚ ከሕምም ይክእል እዩ፡፡

ካብ ኣትክልትን ኣሕምልት ሓደ ሰላጣ ኮይኑ ሰላጣ ዘይበሰለ ሓዊ ዘየግነዮ ዝብላዕ ኣትክልቲ እዩ። ስላጣ ክበሃል እንተሎ ዘይቲ ፣ሽንጉርቲ፣ ኮሚዶሮ፣ ስላጣ ባዕሉ እና ተወሳኪ ዝኮነ ካሮት ክግበረሉ ይክእል እዩ። እና ዘይበሰለ እዩ ዝብላዕ እና ብጣዕሚ እዩ ደስ ባሃሊ ኣሕምልቲ እዩ።

ካብ ናይ ፋሽናት ሓደ ናይ ጃኬት ፋሽን ምርኣይ ንክእል ኢና። ቡዝሕ ዓይነታይ ናይ ፋሽን ዓይነት እኒአውና:: ሕዚ ናይ ጃኬት ንምፍላጥ ዝተፈላለዩ ፋሽናት እኒአውና። ካብ ዓበይቲ ቅልል ዝበሉ ክኮኑ ይክእሉ ክብድ ዝበሉ ይክእሉ ደስ ዝብል ብጣዕሚ ንዓይኒ ዝማርኩ ዓይነት ናይ ፋሽን ዓይነታት እኒአውና ብ ናይ ጃኬት ዓይነት ብቻ ማለት እዩ።

ተፈለጥቲ ሰባት ሓደ ኣብራሃም ኣፈ-ወርቂ እዩ። ኣብራሃም ኣፈ-ወርቂ ኤርትራዊ ኮይኑ ብምድራፍ ዝፍለጥ ሰብ እዩ። እና ብጣዕሚ ደስ ዝብል ደርፊታት ስለለለዎ ብዙሓት ተኸተልቲ ፣ብዙሓት ኣድነቕቲ ዘፍረየ ደራፊ እዩ። ኣብራሃም ኣፈ-ወርቂ ሓደ ካብዞም ዝደርፉ

ናይ ቢሮ ኣቕሑ ሓደ ሰሌዳ ኢልና ክንፅውዕ ንኽእል ኢና፡፡ ሰሌዳ ብዙሕ ጊዜ ኣኼባ ክግበር ተሎ ንምርዳእ ብዙሕ ነገራት ንምግላፅ ንጥቀመሉ እዩ ማለት እዩ፡፡ ኣብ ሰሌዳ ብዝተፈላለዩ ነገራት ክንፅሕፍ ንኽእል ኢና ብቾክ ክኸውን ይኽእል እዩ ብኻሊእ ብኻሊእ ክንፅሕፍ ንኽእል ኢና ማለት እዩ፡፡ ዘለው ሓሳብ ንምርዳእ ንጥቀመሉ እዩ፡፡

ካብ ቤት ምግቢ ሓደ ደርቅ እንጀራ መሸጢ ኮይኑ ደርቅ እንጀራ ብዘይ ምንም አገልግሎት ካሊእ ካብ እንጀራ ወፃኢ ምንም ዘይሸጡ እንጀራ ብቻ ዝሸጥሉ ቦታ እዩ። እና እዚ ኣብዙይ ዘኒሆ አግልግሎት ብዙሓት ወንድላጤታት ፣ብዙሓት ዘይተመርዐያ ዘይተመርዓዉ ውድታት ወይ አጓላት ዝህቦ ግልግሎት እዩ።

ካብ ማሕበራዊ ሚድያታት ሓደ ቴሌግራም ኮይኑ። ቴሌግራም ኣብ ቀረባ ግዜ ልመፀ ናይ ቴክኖሎጂ ዋላ ይኹን ብጣዕሚ ብዙሕ ነገራት ብዙሕ ጥቕምታት እናግነናሉ ንርከብ። እዚ ቴሌግራም እዙይ ብድምፂ ንምውጋዕ፣ ብቪድዮ ንምውጋዕ፣ ብፅሑፍ ንምውጋዕ ዘጠቓለለ አዩ፡፡

ሓደ ካብ ናይ ገዛ እንስሳት ጤል እዮም ።ጤል ብዙሕ ጥቅምታት ዘለዎ እዩ። ብዙሕ ክዓቢ እንተሎ ምስ ዓበየ ፀባ ክንጥቀሞ ንክእል ኢና ፣ስጋ ክንጥቀሞ ንክእል ኢና ካብኦም ማለት እዩ ካብ ናይ በርካ እንስሳሳት እንስሳት ለለ ሓደ ህበይ እዩ ። ህበይ ኣብ ዱር ትነብር ብጣዕሚ ናይ ምስሕብ ክእለት ለለዋ ሓሪፍ ደስ ትብል እንስሳ እያ።

ካብ ማሽናት ሓደ ሞጎጎ ኮይኑ መጎጎ ብዙሕ ግዜ ቅጫ ፣ሕምባሻ ከምኡ እውን እንጀራ ንምግጋር ንጥቀመሉ ኣቕሓ እዩ ።ናይ ሰብ ጉልበት ናይ ሰብ ግዘ ይቁጥብ እዩ ።ናይና ማሽን ትርጉም እዉን ከምኡ ዝለ ዝኾነ ኣብ'ዚ እኒአ ማሽን ብጣዕሚ ጠቃሚ ነገር እዩ።

ካብ ትራንስፖር ሓደ ሞተር ሳይክል ኮይኑ ሞተር ሳይክል ክልተ እግሪ ጎማ ዘለዎ ተንቃሳቃሲ እዩ። ቡዙሕ ግዜ ካብ ሓደ ክልተ ሰባት ንላዕሊ ክሕዝ ዘይክእል ተንቃሳቃሲ ዋላ እንተኾነ ብጣዕሚ ጠቃሚ ብጣዕሚ ንቡዙሕ ሰብ ዘገልግል ዝተፈላለዩ መንገዲ ክጥቀምሉ ዝኽእሉ ተንቀሳቃሲ እዩ።

ናይ ግብርና ሓደ ግመል ምፅራይ ኸኾን ይኸእል እዩ፡፡ ግመል ምፅራይ ብዙሕ ቦታታት ክንጥቀመሉ ንኽእል እዩ። ንኣብነት እንተሪእና ኣብ ዓፋር ቦታ ናይ ግመል ምፅራይ ስራሕቲ ኣሎ። እዞም ግመል ምስ ዓበዩ ድማ ንብዙሓት መጓዓዝያታት ክጠቅሙ ይኽእሉ ማለት እዩ፡፡

ናይ ዜና ዓይነት ንኣብነት FM ንወስድ ንኽእል ኢና FM መብዛሕትኡ ጊዜ ብሬድዮ ዝመሓላለፍ ኮይኑ ዜናታት ንማሕበረሰብ ብድምፂ ብቻ ዝናገር ማለት እዩ፡፡ ምንም ዓይነት ምስሊ ምንምን ዓይነት ስእሊ ምንም ዓይነት ዘይሃለዎ ብድምፂ ብቻ እንታይ ዓይነት ሓዱሽ ነገር ኣሎ ንምፍላጥ ንጥቀምሉ።

ሓደ ናይ ኒግድ ሓደ ኣብ ናይ ብረታብረተ ስራሓእዩ፡፡ ናይ ብረታብረተ ስራሓ መበዛሕቱኡ ናይትስራሕት በረታብርተ ተወዱኡ እዝ ዝተወደእ ነገረ ሕዞሞ ከዎፁ ከለዉ ዲማ ኒስካ ትኮፍሎሞኒሶም ለለዝበፆሖሞ ክቡካከለዉ እይ ማለት፡፡

መጋየፅን መመላክዕን ሓደ ሰዓት ኮይኑ ሰዓት ኣብ ኢድ ዝእሰር ንመጋየፂ ንጥቀመሉ ኣቕሓ እዩ፡፡ ወድለ ጓልለ ክጥቀመሉ ይኽእል እዩ እዚ መጋየፂ እዚ፡፡ ናይ ሰዓት ኣብኡ ላሃለየ ለ ካልአ ጥቕሚ እኒአዎ፡፡ ሰዓት ንምርኣይ፣ ንኸደሉ ቦታ ትኽኽለኛ ሰዓት ምእታይናን ለይምእታይናን ነረጋግፀሉ መጋየፂ እዩ ለ ኣብኡ እናሃለየ፡፡

ካብ ናይ ፀጉሪታት ዓይነት ሓደ ነዊሕ ፀጉሪ እዩ። ነዊሕ ፀጉሪ ቡዙሕ ግዜ ቡዙሕ ዓመታት ንምፅናሕ ፀጉሪኻ ምንም እንተይ ቆረፅካ ከይነካእካ እተንውሖ እዩ። ቡዙሕ ፀጉሪ ምህላው ናይ ባዕሉ ጠቅምን ጉድኣትን ይህልዎ እዩ። መብዛሕቲኡ ግዜ ጥቅሙ የመዝን ንምምልኻዕ ዝኣምሰሉ

ናይ ገዛን ቢሮ አቑሑ፡- ሜጋባይት ነገር ዝተተሓዘ ክኮን ይክእል እዩ፡፡ ዓበይቲ ተሽከርካሪ ንክኮኑ ዝኮነ ነገር ክትግምተሉ ትክእል እዋናዊ እዩ፡፡ ብጣዕሚ ደስ ዝብል እዩ፡፡ ብጣዕሚ ምንቅስቃስ ለ ብጣዕሚ ደስ ዝብል እዩ፡፡ መናፍር እዮም ማለት እዩ፡፡

ካብ ሓደ ንግድታት ሓደ ናይ ሳሙና ንግዲ እዩ። ናይ ሳሙና ንግዲ ሂወታውያን ንፅህንኦም ክሕልው ፅሬቶም ክሕልው ዝሕግዝ ኣቅሓ እዩ። እና ብዙሕ ግዜ ሳሙና ክሽየጥን ክዕደግን ንማህበረሰብና ብጣዕሚ ዝጠቅም ኣቕሓ እዩ። ምግቢ ቅድሚ ምብልዑ ክሕፀብ ኣለዎ እና ሳሙና ሓሪፍ፡፡

ተፈለጥቲ ሰባት ኦባማ ምውሳድ ንኽእል ኢና፡፡ ኦባማ ናይ መጀመርያ ፀሊም ናይ ኣሜሪካ ኘሬዚዳንት እዩ፡፡ ንኽልተ ጊዜ ዝተመረፀ ሸሞንተ ዓመት ልመረሐ ናይ ኣሜሪካ ኘሬዚዳንት እዩ ማለት እዩ፡፡ እና ባራክ ኦባማ ብጣዕሚ እዩ ጎበዝ ብጣዕሚ ልፍተ ብጣዕሚ ልተደነቐ ኣመራርሓ ነይሩዎ ማለት እዩ።

ካብ መጋየፅታት ሓደ ቀለበት ኮይኑ ቀለበት ኣብ ዝተፈላለየ ናይ ኢድና ኣፃብዕትታት ጌርና ክነጋይፀሎም ንኽእል ኢና፡፡ እዚ መጋየፂ እዚ ወዲ፣ ኣናእሽተይ፣ ዓበይቲ ቆልዑ ማንም ሰብ ክገብሮ ዝኽእል ክረአ ከሎ ብጣዕሚ ደስ ዝብል መጋየፂ እዩ፡፡

ካብ ሙዚቃ ሓደ ሙዚቃ መሳሪሒ እዩ። ካብ ሙዚቃ መሳሪሒ እንብሎም ፕያኖ የጠቃልል። ፕያኖ ብጣዕሚ ደስ ! ዝብል ብጣዕሚ ደስ ! ዝብል ሙዚቃ መሳሪሒ እዩ። ብዙሕ ነገር እንፀቅጠሉ እንንኮን ብ10ተ ኣፃብዕትና እንጫወቶ ዓይነት መሳሪሒ ኮይኑ፣ ፕያኖ ፃዕዳን ፀለምትን ዝውቅዑ ነገራት እኒአውዎ።

መዝናነይ ቦታ ሓደ ኣብርሃ ካስትል ኮይኑ ኣብርሃ ካስትል ኣብ መቀለ ዝርከብ ቦታ እዩ፡፡ ሓሪፍ መዝናነይ ቦታ እዩ፡፡ ንኣብነት ኣነ ንባዕለይ ኣብኡ ከይደ ምግብታት ሻሂ ቡና ንክትብል ትክእል ኢካ፡፡ ደስ ዝብል ዝረአ ቦታ እውን ኣለዎ ማለት እዩ፡፡

መሳርሕታት ሓደ ጦር መሳርሕታት ኮይኖም ናይ ጦር መሳርሕታት ብዙሕ ጦርነት ጊዜ ክላዓል ተሎ ዓዲ ምስ ዓዲ ጦርነት ክላዓል ተሎ ዝጥቀምሉ ዓይነት መሳርሒ እዩ፡፡ ጦርነት መሳርሕታት ዝተፈላለዩ ክኾኑ ይኽእሉ እዮም፡፡ መድፍዕ ክኾን ይኽእል ጥይት ክኾን ይኽእል ዝተፈላለዩ መሳርሕታት እኒአውና።

ካብ ገዛታት ሓደ ናይ ህድሞ ገዛ እዩ፡፡ ናይ ህድሞ ገዛ ኣብ ዘመናዊ ዘይኮነ አብ ባህላዊ ገዛታት ዝተለመደ ኮይኑ መብዛሕትኡ ግዜ ህድሞ ገዛታት አብ ገጠር አከባቢታት ዝስራሕ ገዛ እዩ፡፡ እና ብዙሕ ግዜ ብዙሕ ጥቅሚ ዘለዎ ገዛ እዩ፡፡ ሙቐት ከይፈጥር ተባሂሉ ዝስራሕ ገዛ እዩ፡፡

ካብ ሕርሻታት ሓደ ባህላዊ ሕርሻ እዩ፡፡ ባህላዊ ሕርሻ ኣብ ገጠር ኣከባቢ እንጥቀመሉ መንገዲ ኮይኑ መብዛሕቲኡ ግዜ ዘይማዕበላ ዓድታት ዝጥቀማሉ ናይ ሕርሻ መንገዲ እዩ፡፡ እዚ ድማ ክልተ ኣውዕር ብሓደ ተፀሚዶም ንምሕራስ እንጥቀመሎም መንገዲ እዩ። ብዙሕ ምህርቲ ንምፍራይ እንጥቀመሉ እዩ፡፡

ካብ መስተታት ሓደ ሜስ እዩ፡፡ ሜስ እውን መስከሪ መስተ እዩ፣ ብዙሕ ግዜ ካብ መዓርን ካብ ማይን ካልኦት ነገራትን ክስራሕ ዝክእል መስተ እዩ፡፡ እዚ እውን ከም ዝትፍላልዩ ስዋ ማንም ንእሽተይ ቆልዓ ክሰትዮ የብሉን ዓበይቲ ብቻ ክሰትይዎ ኣለዎም፡፡

ትራንስፖርት ተሽከርከርቲ ሓደ ታክሲ እዩ። ታክሲ ብዙሕ ግዘ ንትራንስፖርት እንጥቀመሉ ብዙሕ ማሕበረሰብ ዝጥቀመሉ እዩ። መብዛሕትኡ ግዘ ታክሲ ዝጥቀምሉ ምክንያት ሰብ ርካሽ ስለዝኾነ ካብ ካልኦት አማራፅታት ዝሓሸ ስለዝኾነ ማለት እዩ።

ካብ ናይ ሙዚቃ ሓደ ሙዚቃ መሳርሒ እዩ ሓደ እንደገና በገና ኣሎ እዩ። በገና ሕዚ ግዜ ቡዝሕ ኣብ ኢትዮጰያ ንጥቀመሉ ኣብ ኤርትራ እዉን ንጥቀሙ መሳርሒታት ኾይኑ መብዛሕቲኡ ግዜ ኣብ ቤተክርስትያናት እውን ንጥቀመሉ መሳርሒ እዩ፡፡ ቡዝሕ ክሪታት ኣለዎ፡፡ ብጣዕሚ ደስ ዝብል ዝሕል ዝበለ ሙዚቃ እዩ፡፡

ካብ ናይ ገዛታት ኣቕሑ ሓደ ብረድስቲ ኾይኑ ብረድስቲ ብዙሕ ዓይነት ፀብሒታት ንምስራሕ ንጥቀመሉ ኣቕሓ እዩ፡፡ ብዙሕ ጊዜ ኣብ ናይ ኢትዮጵያ በተለይ ብጣዕሚ ንጥቀመሉ ኣቕሓ እዩ፡፡ ምኽንያቱም ፀብሒ ልባሃል ነገር ስለ ዝስረሐሉ ማለት እዩ፡፡ ናይ ኢትዮጵያ ምግብታት እንጀራ ስለ ዘጠቃልል ፀብሒ ብጣዕሚ ብዙሕ ጊዜ እዩ ዝዝውተር ነገር እዩ።

መሰረታዊ ግለጋሎት ሓደ ማይ ኮይኑ ማይ ግልጋሎት ብመንግስቲ ዝዘጋጆ ኮይኑ ማይ ንወዲሰብ ብጣዕሚ ጠቃሚ ነገር እዩ። ክዳን ንምሕፃብ ክኮን ይክእል ፣ንመስተ ክኮን ይክእል ፣ ንዝተፈላለዩ ነገራት ክኮን ይክእል ፤ማይ ብጣዕሚ ወሳኒ ነገር እዩ እና እና ዝናይ ማይ ግልጋሎት ብጣዕሚ ወሳኒ ነገር እዩ።

ሓደ ናይ ጥበብ ዓይነት ናይ ጭቃ ስራሕቲ እዩ፡፡ ከምኒ ጀበና ዝተፈላለዩ ነገራት ብጭቃ ተጠቂምና እንሰርሖም እዮም ማለት እዩ፡፡ እና እዞም ኣብዙይ ዝኒሄው መብዛሕትኡ ግዜ ኣብ ኢትዮጵያያ ኣብ ገጠር ከባቢታት ዝጥቀምሉ ናይ ጥበበ ስራሕ እዩ ማለት እዩ፡እና ዘ ብዙይ ዝኒሀ ቡዙሕ

ካብ መፈላጥታት ሓደ ናይ ሬድዮ መፋለጢ እዩ። ብዙሕ ግዜ ናይ ሬድዮ መፈላጢታት ክግበር እንተሎ፣ ኣብ ሬድዮ ብዙሕ ሰብ ክሰምዖ ብዝክእል ናይ መስመር መንገዲ ዝፋለጠሉ መንገዲ እዩ ። ናይ ሬድዮ መፋለጢ ምህርትን ግልጋሎትን ናይዚ ድርጅት መፋለጢ ማለት እዩ።

ካብ ናይ ስደታት ዓይነት ናብ ስዑድ ዓረብ ምስዳድ እዩ፡፡ ናብ ስዑደ ዓረብ ቅርሺ ንምግናይ ንዝተፈላለየ ሂወቶም ንምቅያር ኢሎም ዝከዱ ቡዙሓት ሰባት እኒአው፡፡ ብሓደ ብጣዕሚ ካብ ናብ ሱዑደ ዓረብ ዝከዱ ኢትዮጵያዊ ብጣዕሚ እዮም ዝበዝሑ፡፡ እና ቡዙሓት ይሞቱ እዮም ፤ ብዙሓት ይጎሳቆሉ እዮም፤ ብዙሓት ቅርሾም ይስእኑ እዮም ብምክንያት እዚ...

ምግብታት ሓደ ስጋ ኮይኑ ስጋ ካብ እንስሳ ንረኽቦ ምግቢ እዩ። እና ስጋ ብጣዕሚ እዩ ደስ ዝብል ንሰውነት ልሃንፅ፣ ንሰውነት ብጣዕሚ ዝጠቅም፣ ንወድሰብ ብጣዕሚ ልሃንፅ ፣ብዝፈተላለየ መልክዕ ክጠቅም ዝኽእል ምግቢ እዩ። እዚ ምግቢ ዚ ብጣዕሚ ሰብ ክንምገቦ ለለዎ ምግቢ እዩ ብዙሕ ግዜ ኣብ ናይና ዓዲ ሽሮ እዩ ዝምገብ ሰብ ።

ካብ ተፈለጥቲ ሰባት ሓደ መለስ ዘናዊ እዩ፡፡ መለስ ዜናዊ ንዒሰራን ሸውዓተን ዓመታት ንኢትዮጵያ ዝመረሐ ብጣዕሚ ጅግና፤ ብጣዕሚ ርእሲ ዘለዎ፤ ብጣዕሚ ክሓስብ ዝክእል ፤ብጣዕሚ ኣእምርኡ ዝሰርሕ መራሒ እዩ፡፡ ንሱ ብምማቱ ብጣዕሚ እዛ ዓዲ ተጎዲኣ እያ፡፡

ካብ ናይ መስተታት ሓደ ፋንታ እዩ ። ፋንታ ብዙሕ ግዜ ለስሉስ መስተ ስለዝኮነ ኩሉ ሰብ ክሰትዮ ዝክእል መስተ እዩ። ህፃን ቆልዓ ክኮን ይክእል፣ ዓበይቲ ቆልዓ፣ ዓርግቶት ክኮን ይክእል፣ ወጣታት ቆልዓ ክኮን ይክእል እዩ። ማንኛውም ሰብ ክሰትዮ ዝክእል መስተ እዩ። ፋንታ ቅልል ዝበለ ልስሉስ መስተ ስለ ዝኮነ ፋንታ ምንም ብዙሕ ናይ ጥዕና ችግር የብሉን።

ካብ ቤት ምግብታትን መስተን ሓደ እንዳ ጆን እንዳ ቤት ምግብን መስተን ዝበሃል ቦታ እዩ። እና እዚ ቦታ እዚ ኣብ መቐለ ብጣዕሚ ተፈላጢ ቦታ እዩ። ብዙሕ ምግብታት ብርካሽ ዋጋ ብጣዕሚ ዝጥዕም ምግብታት ብርካሽ ዋጋ ዘቕርብ ቦታ እዩ። ዝተፈላለዩ መስተታት እንተተደልዩ እውን ናባህላዊ መስተ ክኾን ይኽእል ዘበናዊ መስተታት እውን ኣሎ እዩ።

ካብ ኤሌክትሮኒክ ሓደ ቴፕ እዩ። ቴፕ ብዙሕ ግዜ ብድምፂ ዝሰርሕ ድምፂ ዘመሓላልፍ ብቻ እዩ። ናይ ቴፕ ብዙሕ ግዜ ቴፕ ድምፂ ንምስማ፣ ድምፅታት ንምስማዕ ዝተፈላለዩ ድምፂ ንምስማዕ ዝሕግዝ ኤሌክትሮኒክ መሳሪሒ እዩ።

ካብ ስራሕ ሓደ ናይ ፅሬት ስራሕተኛታት እየን፡፡ ናይ ፅሬት ሰራሕተኛ ቡዙሕ ግዜ ፅሬት ናይዚ ከባቢ ንምሕላው ወይ ፅሬት ገዛ ንምሕላው ተባሂለን ዝቁፀራ እየን፡፡ እና ቡዙሕ ግዜ ፅሬት ንምሕላው ብጣዕሚ ወሳኒ ዝኮነ ስራሕ ማለት እዩ፡፡ ናይ ፅሬት ስራሕ

ሓደ ካብ ናይ ትምህርቲ ሓደ ህንፃ ስራሕቲ ምርኣይ ንኽእል ኢና፡፡ ትምህርቲ ብዙሕ ግዜ ኣብ ዝተፈላለዩ ዩኒቨርሲቲታት ልወሃብ ናይ ህንፃ ትምህርቲ ናይ ህንፃ ምስራሕ ትምህርታት እዮም ማለት እዩ፡፡ እና ኣብዚ ዝኒኦ ብጣዕሚ ጠቐምቲ ትምህርትታት እዮም፡፡ ብዙሓት ናይ ዓድታት ንዓና ለለዉ ዓይነት ህንፃታት ንምስራሕ ይጠቕሙ እዮም ማለት እዩ፡፡

ሕብርትሰብ ኣብ ኣዲስ ኣበባ ሕብረተሰብ ኣብ ኣዲስኣበባ ብኣማርኛ ለዋግዕ ሕበርተሰብ ልመለእ ኮይኑብዝተፋላለየ ናይ ስራሕ ዝተሳማረዎ ሕብረተሰብ እዩ፡፡ እና እዚ ኣብዚ እኒእ ቦታ በዝሒ ማሕብረሰብ ዝርከበሉ ቦታ እዩ፡፡ ስድራ ኣዲስ አበባ ብጣዕሚ እዩ ሓርፍ ብጣዕሚ እዩ ደስ ዝብል እዩ፡፡

ዕፅዋት መፀበቒ ቢሮ ምግባር ንኽእል ኢና እዚ ደሞ ኣብ ዓድና ብበዝሒ ልርከቡ እዮም፡፡ ብብዝሒ ልርከቡ ስለዝኾኑ ውን ብብዙሕ ሰባት ይትከሉን ይጥቀምሎምን እዮም ማለት እዩ ኣብ ዓድና መብዛሕትኡ ጊዜ ዘንቢል ምምላእ ኣብ ዝተፈላለዩ ጊዜ ኣትኽልትታት ንምባል ልሕሰብ እዩ ማለት እዩ፡፡

ባንዴራ ሓደ ናይ ስዋ ባንዴራ ክንርኢ ንክእል ኢና፡፡ ናይ ስዋ ባንዴራ እንተሪእና ስዋ ዝሽየጠሉ ቦታ ንምፍላጥ ዝጠቅም ባንዴራ እዩ፡፡ ብዙሕ ግዜ ስዋ እንሄና ኢሎም ንምግላፅ ወይ ታፔላ ክንዲ ምልጣፍ ፅሑፍ ኣይኮኑን ዝጥቀሙ ናይ ባዕሎም ዝኮነ ባንዴራ ኣለዎም ንሳ ብምርኣይ ሰብ ይከዶም፡፡

ካብ ተፈጥሮ ሓደ ወርሒ ኮይኑ ወርሒ ብዙሕ ጊዜ ፀሓይ እንትኣቱ ተላ ብዙሕ ጊዜ ትወፅእ ብዙሕ ጊዜ ወርሒ ካብ ሓደ ሰዓት ኣከባቢት ጀሚራ ትወፅእ ክሳዕ ሓደ ሰዓት ናይ ንጎሆ ትፀንሕ ማለት እዩ፡፡ እና ወርሒ ናይ ፀሓይ ብርሃን ተንፀባርቕ፡፡

ባህላዊ ሕክምና ሓደ ካብ ዝህብዎ ምኽላእ ዓንቀር እዩ። ምኽላእ ዓንቀር ማለት ቆልዓ ክዉለድ ከሎ ዒንጥሩ ወይ ዓንቀሩ ይቆርፅዎ። ወይ ብጣዕሚ ፅቡቅ ኢሎም ስለ ዝሓስቡ ቁሪ ከየጥቅዖ፣ ሕማም ከየጥቅዖ፣ ብዝብል ሓሳብ። ነገር ግን እዚ ብጣዕሚ ዝተስሓሓተ ግምትና ዝተስሓሓተ እውቀት እዩ።

ካብ ናይ ፅሕፈት መሳርሕታት ሓደ ወረቐት እዩ፡፡ ወረቐት ብዙሕ ጊዜ ብዝተፈላለዩ መንገድታት ኣብ ምፅሓፍ ንጥቀመሉ ነገር ማለት እዩ፡፡ ብዙሕ ነገራት ብዙሕ ማስታወሻታት ንሕዘሉ፣ ከይንርስዕ ብቀዋሚ ከም መፅሓፊ ንጥቀመሉ እዮም ማለት እዩ ወረቐት፡፡ እና ሓደ ናይ ፅሕፈት መሳርሒ ወረቐት እዩ ማለት እዩ፡፡

ዜና ሓደ ናይ ቲክ-ቶክ ዜና መብዛሕቲኡ ሕዚ ሰብ ኣብ ናይ ቲክ-ቶክ ዜና፡፡ ዜና ኣብ ቲክ-ቶክ እዩ ዝርኢ ዘሎ፡፡ ቲክ-ቶክ ከምዝገለፅክዎ ማሕበራዊ ሚድያ እዩ፡፡ ቀረባ ጊዜ ዝተለቐቐ ማሕበራዊ ሚድያ እዩ፡፡ ብቻይና ዝተለቐቐ፡፡ እና መብዛሕቴና ሕዚ ኣብ ዜና ኣብ ብቲክ ቶክ ኢና ንጥቀም ዘለና ማለት እዩ፡፡

ካብ ንግዲ ምትዕድዳግ ሓደ ናይ ወንበር ምትዕድዳግ ናይ ንግዲ ዓይነት እዩ ናይ ወንበር ብዙሕ ግዜ ኣብ እንዳጣውላ ይስራሕ ብጣውላ ስለ ዝስራሕ ካብ ናይ ተክልታት ዓይነት ይስራሕ ጥንክር ዝበለ ፅቡቕ ዓይነት ኣለዎ ናብ ንግዲ ወፂኡ ይሽወጥ ቕርሺ ከግንይሉ ይኽእሉ ማለት እዩ ዞም ነጋዶ እዚኦም ማለት እዩ ።

ካብ ተፈለጥቲ ሰባት ሓደ ሰብ ስብሓት ነጋ እዩ:: ስብሓት ነጋ ኢትዮጵያዊ ኮይኑ ተወሊዱ ዝዓበየሉ ኣብ ትግራይ እዩ እና ብዙሕ ብሓድሽ ነገራት ዝተሃነፀ እና ብዙሕ ሽግር ዝረአየ፣ ብዙሕ ስቃይ፣ ዝረአየ ሰብ እዩ ከምኡ ውን ካብ አመራርሓ ትግራይ ሓደ እዩ።

ካብ ትራንስፖረታት ሓደ ባጃጅ ምርኣይ ንክእል ኢና፡፡ ባጃጅ ሰለስተ እግሪ ተሽከርካሪ ኮይኑ ብዙሕ ግዜ ንበይነና ዝኮነ ብጣዕሚ እንትንችኩል እንጥቀመሉ ትራንስፖርት መንገዲ እዩ፡፡ እና ብዙሕ ግዜ ታክሲ ርካሽ ዋላ እንተሃለየ ዘይክግነ ይክእል እዩ እና ሓደ ሓደሻዕ ባጃጅ ክንጥቀም ንክእል ኢና፡፡

ፋሽን ናይ ጫማ ፋሽን ምውሳድ ንክእል ኢና ዝተፈላለዩ ናይ ጫማ ፋሽናት እነአው መብዛሕቲኡ ግዜ ኣብ ወፃኢታት ዓድታት ንጥቀመሉም ካብ ወፃኢ ዓድታት ንጥቀመሎም ዝተፈላለዩ ፋሽን ዓይነት እነአው ሕዚ ንኣብነት ማይክል ጆርዳን ፣ ማላክስ ዝተፈላለዩ ናይ ጫማ ዓይነታት እነእውና ፋሽን ማለት እዩ።

ካብ ፋሽናት ሓደ ናይ ሰዓት ፋሽናት እዩ ።ናይ ሰዓት ፋሽናት ብዝተፈላለየ መልክዕ ዝመፁ እዮም ዝተፈላለየ መልክዕ ዘለዎም ዝተፈላለየ ምልክት ዘለዎም ዝተፈላለየ ዓይነት ኣገባብራ መልክዕ ዘለዎም እዮም ማለት እዩ። እና ኣብዚ ዝኒሀ ናይ ሰዓት ፋሽን ብዝተፈለየ መልክዑ ኣብ ወፃእ በተለይ ብጣዕሚ ዝተለመደ እዩ።

ካብ ትምህርቲ ሓደ ዩንቨርስቲ ኮይኑ ይንቨርስቲ ዓሰርተ ክልተ ምስ ተዎድአ ብመንግስቲ ዝተዛጋጀወ ተቋም ኮይኑ ናብኡ ዝእተየሉ እዩ፡፡ ናይ ዩንቨርስቲ ኣርባዕተ ሓሙሽተ ዓመት ንፀንሕ ዘመን ይልዉ ዝተምሃሩ። ዩንቨርስቲ ቡዝሕ ቡቅዓት ዝኮኑ ተምሃሮ የውፅእ፡፡

ካብ ናይ ገዛን ቢሮ ኣቑሑ ሓደ ናይ ገዛ ኣቑሑ ዓራት እዮ። ዓራት ንምድቃስ ኣብ ዝወዓልና ዊዑልና መፂና ንምድቃስ ንምዕራፍ ኣቕሓ ኮይኑ ብጣዕሚ ወዲ ሰብ ዕረፍቲ ከድልዮ እንተሎ ዝድቅሰሉ ዝዓርፈሉ ኣቕሓ እዩ ማለት እዩ።

ካብ መሰረታዊ ልምዓታት ሓደ ማይ እዩ፡፡ ማይ ብዙሕ ጊዜ ንወዲ ሰብ ብጣዕሚ ጠቓሚ ነገር እዩ፡፡ ዝተፈላለዩ ነገራት ንምግባር፣ ክዳን ንምሕፃብ ክኾን ይኽእል፣ ንመስተ ክውዕል ይኽእል፣ ብዝተፈላለዩ ነገራት ብጣዕሚ ወሳኒ ነገር ስለልኾነ ክዘጋጀ እኒሀዎ፡፡ እዚ መሰረታዊ ልምዓት ናይ ማይ ለለ መንግስቲ እዩ ብዙሕ ግዜ ዘዘጋጅዎ።

ሃይማኖት ሓደ ኦርቶዶክስ ኮይኑ ኦርቶዶክስ ካብቶም ካልኦት ናይ ክርስትና እምነታት ፍልይ ዘብሎ ማርያም ተማልድ እያ ምእማኖም። ካልኦት መላእኽቲ ውን የማልዱ ኢሎም ምእማኖም ኾይኑ ዝተፈላለየ ኣፈላላይ ክህልዎም ይኽእል እዩ ምስቶም ካልኦት ናይ ክርስትና እምነት ተቀበልቲ።

ናይ ገዛታት ኣቕሑ ሓደ ፊሪጅ ዝተፈላለዩ ምግብታት ከይበላሸው ኣብኡ ኣእቲና ንብዙሕ ጊዜታት ክነፅሖም እንኽእለሉ መሳርሒ እዩ። ናይ ገዛ ኣቕሓ እዩ። እና ፊሪጅ ብዙሕ ጊዜ ኣትክልትታት ዝተፈላለዩ ነገራት ኣእቲና ከይበላሸዩ ሙቆቶም ከይውስኽ ይገብር እዩ።

ካብ ናይ ፋሽናት ዓይነት ሓደ ናይ ቦርሳ ፋሽን ኮይኑ ዝተፈላለየ ዲዛይናት ዝተፈላለየ ብመልክዕ ዘለዎም ነገራት እዮም ዝመፁና፡፡ ኣብ ቦርሳታት ኣብዚ እኔእዉ ናይ ኣጓላት ክኾኑ ይኽእሉ፤ ናይ ዓበይቲ ክኾኑ ይኽእሉ፤ ህፃውንቲ ክኾኑ ይኽእሉ፡፡ እዚ ኣብዚ እኒአ ፋሽን ልኾነ ቦርሳታት ክመፅእ ይኽእል እዩ፡፡ እና ብጣዕሚ እዩ ጥቕሚ ለለዎ፡፡ እና እዮም ብጣዕሚ ደስ በሃልቲ፡፡ ደስ ዝብሉ እዮም፡፡

ካብ መጋየፅታት ሓደ ቆበቶ ኮይኑ ቆበቶ ብዙሕ ግዜ ክስራሕ ከሎ ስረ ንምስጣም ተባሂሉ እዩ ዝስራሕ፡፡ ነገር ግን ካብ ስረ ምስጣም ሓሊፉ መብዛሕትኡ ግዜ ሕዚ እንጥቀመሉ ዘለና ንመጋየፂ መልክዕ እዩ፡፡ እና ቀበቶ ብዝተፈላለየ መልክዓት ዝመፅእ እዩ ንመጋየፂ ደስ ዝብለ ሓደ ኣካል ኮይኑ እዩ፡፡

ካብ መጋየፅታት ሓደ ቆቢዕ እዩ ቆቢዕ ብዙሕ ግዜ ክስራሕ ተሎ ንመጋየፂ እናተበሃለ ለይኮነ ፀሓይ ንምክልካል ሰብ ኣብ ፀሓይ ቦታታት ክንቐሳቀስ ከሎ ካብ ፀሓይ ንምምላጥ ንምክልካል ንጥቀመሎም መሳርሒ ኤእዩ ።ነገር ግን ሕዚ ብዝተፈላለዩ ደስ ብልብሉ መልክዕ ከም መጋየፂ ውን ንጥቃም ንኽእል።

ሓደ ናይ ዜናታት ክንገረሉ ዝክእል ሓደ ፌስቡክ እዩ ፌስቡክ ብዙሕ ተጠቃሚ ዘለዎ ማሕበራዊ ሚድያ ስለ ዝኮነ ብፌስቡክ ኣቢሉ ብዙሕ ሰብ ሓዱሽ ነገር ከግኒ ይክእል እዩ ሓዱሽ ዜናታት ክሰምዕ ይክእል እዩ ማለት እዩ እና ብዙሕ ጥቕምታት ኣለውዎ ሓዱሽ ነገራት ናይ ዓዱ ኣበይ ከም ዘላ ክፈልጥ ይክእል እዩ ።

ስፖርማርኬት አቁሑ ሓደ ናይ ጫማ ኣቁሑ ክህሉ ይክእል እዩ፡፡ ዝተፈላለዩ ናይ ጫማታት ዓይነት ክርከበሉ ዝክእል ቦታ እዩ፡፡ እና ሕዚ ንኣብነት ዝተፈላለዩ ጫማታት ኣለው ናይ ቆርበት ክኮኑ ይክእሉ ፣ናይ ስኒከር ክኮኑ ይክእሉ። ነዚ ኩሉ ኣጠቃሊሉ ኣብ ሓደ ቦታ ዝሓዘ ስፖርማርኬት ንብሎ ማለት እዩ፡፡

ካብ መጋየፅታት ሓደ ጃኬት እዩ፡፡ ጃኬት ብዙሕ ግዜ ቁሪ ልምክልኻል እምበይ ንመጋየፂ ተባሂሉ ኣይስራሕይ ቅድሚ ሕዚ፡፡ ነገር ግን ኣብ ቀረባ ግዜ ግን ካብ ቁሪ ምክልኻል ሓሊፉ ልዙሕ ነገራት ጥቕሚ ይውዕል ኣሎ፡፡ ንኣብነት ሕዚ ከም መጋየፂ እውን ንጥቀመሉ ኢና፡፡ ደስ ዝብል ነገራት ስለዘለዎ፡፡

ካብ ናይ ስራሕ ሓደ መርከብ ሹፌር ምርኣይ ንክእል ኢና። ናይ መርከብ ሹፈራት ብጣዕሚ ከቢድ ስራሕ እዩ። ናይ ኣተሓሳስባ ናይ መርከብ ስራሕ ካብ ብዙሕ ካብ ቤተሰብካ ተፈሊካ ብዙሕ ስራሕቲ ናብ ዓዲ ንምጉዕዓዝ ሰባት ክኮኑ ይክእሉ ፣ኣቁሑታት ክኮኑ ይክእሉ ምምልላስ እዩ እዚ ስራሕ።

ናይ ስፖርማርኬት ኣቑሑት ሓደ ሃላድ ማይ እዩ። ሃይላንድ ማይ ካብ ንእሽተይ ጀሚሩ ክሳብ ዓብዩ ካብ 0.5 ሊትሮ ጀሚሩ ክሻዕ ክልተ ወይ ድማ ክሻዕ 20 ሊትሮ እውን ኣብ ቀረባ ግዜ ዓብይቲ ምግናይ ንክእል ኢና ማለት እዩ። ኣብ ስፖርማርኬት እና ብደንቢ ክነግንዮ ንክእል ኢና ስፖርማርኬት ኣትና ሃይላድ ማይ ክነግኒ ንክእል ኢና ማለት እዩ።

ካብ ማሽናት ሓደ ምጥሓን ኮይኑ ምጥሓን

ካብ መጋየፅታት ሓደ ቆቢዕ ምውሳድ ንክእል ኢና፡፡ ቆቢዕ ፀሓይ ንምክልካል ተባሂሉ ዋላ ይሰራሕ ኣብኡ እናሃለወ ደስ ዝብል መልክዕ ከም መጋየፂ ንጥቀመሉ ኢና፡፡ ከም መጋየፂ ንጥቀመሉ ኢላ ካብ ፀሓይ ምክልካል ወፃኢ እና እዚብዙሕ ጥቅምታት ኣለዎ፡፡

ካብ ትምህርትታት ሓደ ናይ ሕርሻ ትምህርቲ እዩ፡፡ ናይ ሕርሻ ትምህርቲ ብተማለአ መንገዲ ናይ ሕርሻ ነገራት ከመይ ጌርና ምስትኽኻል ንኽእል፣ ከመይ ጌርና ምዝማን ንኽእል ልብል ትምህርቲ እዩ፡፡ እና ዘብዚኒሀ ትምህርትታት ኣብ ብዙሕ ዩኒቨርስቲታት ይዋሃብ እዩ፡፡ መብዛሕቲኡ ጊዜ ንኣብነት ኣብ ኢትዮፒያ ተሪኢና ኣብ ዓበይቲ ዩኒቨርስትታት ይዋሃብ እዩ፡፡

ካብ መሰረታዊ ግልጋሎት ሓደ ሳፋሪኮም ክኾን ይክእል። ሳፋሪኮም ኣብ ቀረባ ግዜ ዝመፀ ዋላ ይኹን ሳፋሪኮም ንኢትዮ ቴሌኮም ተወዳዳሪ ኾይኑ ሰባት ካብ ቦተኦም ከይተቃሳቀሱ ኣብ ቦቶም ኾይኖም ስልኮም ብምጥቃም ብቻ ክረዳድኡ ክነጋገሩ ክጣየቁ ይኸእሉ እዮም።

ካብ ናይ ጫማታት ዓይነት ሓደ ናይ ቆርበት ጫማ እዩ፡፡ ናይ ቆርበት ጫማ ቡዙሕ ኣብ ዓድና ክንሪኦ ከለና ኣብ ዓድና ዝምረት ኮይኑ ዝተፈላለዩ ናይ ቆርበት ውፅኢታት ጫማታት ኣለዉና፡፡ ብጣዕሚ ደስ ዝብሉ ብጣዕሚ ቡዙሕ ዓመት ዘገልግሉ ጫማታት እዮም፡፡ እና ቡዙሕ ሰብ ክጥቀመሎም እንኤዎ፡፡

ኣርማ ሓደ ናይ ኢትዮጰያ ኣርማ ኮይኑ ብዙሕ ግዜ ናይ ኢትዮጰያ እትፍለጠሉ ኣርማ እዩ። ኣዲ ንምልላይ እንጥቀመሉ ብዙሕ ግዜ ኣብ ሕብረተሰብ ዝግበር ኣብ ክዳውቲ ኣብ ቲሸርቲታት ዝግበር እዩ እና ኣርማ ብጣዕሚ ወሳኒ እዩ።

ተፈጥሮ ካብ ዝበሃሉ ሓደ ሂወታውያን ሰባት ኮይኖም ፤ ሰባት ዝተፈላለየ አትሓሳስባ ዘለዎም ዝተፈላለየ ተግባር ፣ ዝተፈላለየ ስራሕ ዝሰርሑ ፍጥረታት እዮም። ሰብ ብኽልተ እግሩ ልኸድ፣ ብኽልተ ኢዱ ልምገብ፣ ብኽልተ ኢዱ ዝሰርሕ ክልተ ዓይኒ ዘለዎ ፍጥረት እዩ።

ካብ መፅሓፍቲ ሓደ ቤርቱጋዳ ኮይኑ ቤርቱጋዳ ብናይ ኢትዮጵያዊ ኣፀሕፋ ፀሓፊ ዝተፅሓፈብጣዕሚ ደስ ዝብል ብጣዕሚ ናይ ሰባት ቀልቢ ዝማረከ መፅሓፍ እዩ፡፡ ናይዚ መፅሓፍ እዚ ቡዙሓት ንክተንብብዎ ይመክረኩም፡፡ ንቀፃሊ ደስ ዝብል እዩ እዚ መፅሓፍ ብጣዕሚ ደስ ዝብል እዩ ክትፈትዉዎ ኢኩም እዚ መፅሓፍ ኣንብብዎ፡፡

ካብ ቱሪዝማት ሓደ ናይ ኣክሱም ሓወልቲ ኮይኑ ኣክሱም ሓወልቲ ብጣዕሚ ብዙሕ ዓመታት ዘቁፀረ ብዙሕ ታሪክ ለለዎ ሓወልቲ እዩ። ብዙሓት ቱሪስትታት ናዚ እኒኣ ቦታ መፅኦም ብዙሕ ነገር ይመሃሩ እዮም ማለት እዩ።

ካብ ናይ ገዛታት ኣቑሑ ሓደ ቴለቨዥን እዩ፡፡ ቴለቨዥን ምስልታት ንምርኣይ፣ ፊልምታት ንምርኣይ እንጥቀመሉ ኣቕሓ እዩ፡፡ ብዙሕ ጊዜ ኣብ ብዙሓት ገዛታት ለሎ እንትኸውን ብዙሕ ዜናታት ንምርኣይ ብዙሕ ጥቕሚ ለለዎ ኣቕሓ እዩ፡፡ እና እዚ እኒአ ኣቕሓ ኣብ ኩሉ ገዛ ክህሉ ወሳኒ እዩ፡፡

ስደት ናብ ዓረብ ዓድታት ብዙሕ ግዜ ካብ ኢ/ያ ካብ ኤርትራን ብዙሕ ግዜ ስደታት ኣብ ዓረብ ዓድታት ዝግበሩ ግን ብጣዕሚ ሕማቅ ነገራት እዮም ዝፍፀሙ፡፡ ኣብ ኢ/ያውያንን ኣብ ኤርትራውያንን እና እዚ ስደት እዚ ክቀሪ ኣለዎ እየ ዝብል፡፡

ሙዚቃ፦ ካብ ሙዚቃ ዓይነታት ሓደ ትዝታ ኮይኑ አብ ኢትዮጵያ ብዙሕ ግዜ ዘጫውትዎ ሙዚቃ ዓይነት እዩ። እና ትዝታ ብጣዕሚ እዩ ደስ ዝብል ብጣዕሚ ደስ ዝብል ናይ ሙዚቃ ዓይነት እዩ። መብዛሕትኡ ግዜ አብ ናይ ኢትዮጵያ ግዜ ዝተለመደ ሙዚቃ ዓይነት እዩ። ትዝታ እና ብዙሕ ጊዜ ክስማዕ ከሎ ብጣዕሚ እዩ ቀሊል ማራኪ እዩ።

ካብ መፅሓፍታት ሓደ እመጓ ዝብል መፅሓፍ እዩ። እዚ መፅሓፍ ብኣማርኛ ዝፅሓፍ እንትከውን ብዙሓት ኢትዮጵያውያን ከንብብዎ ተባሂሉ ስለተፃሕፈ ብጣዕሚ ደስ ዝብል ታሪክ ዘለዎ ናይ ብዙሓት ሰባት ቀልቢ ዝሰሓበ ብዙሓት ሰባት ዝፈትዉዎ መፅሓፍ እዩ ማለት እዩ ።እና ነዚ ኣብዚ ዝኒሀ መፅሓፍ ክተንብቡ ይማፀነኩም።

ካብ ስፖርትታት ሓደ ሓመሳ ኮይኑ ሓመሳ ኣብ ማይ ዝግበር ስፖርት እዩ፡፡ ሓመሳ ቡዙሕ ነገር ዝጥይቅ ቡዙሕ ሓይሊ ቡዙሕ ትንፋስ ዝጥይቅ ስፖርት እዩ፡፡ እና እዚ ዝነሄ ነገር ቡዙሓት ሰባት ብጣዕሚ ናይ ዝተፈላለዩ ጥዕና ጥቅሚ እኒሀዎ፡፡ እና ቡዙሓት ሰባት ክሰርሕዎ እንሄዎም፡፡

ዕፅዋት ሓደ ቆላሚጦስ እዩ። ቆላሚጦስ ብዙሕ ግዜ ኣብ ናይ ትግራይ ቦታታት ዝቦቅል ኮይኑ፣ ቆላሚጦስ ብጣዓሚ ነዊሕ ዕፅዋት እዩ። ብጣዓሚ ነዊሕ ካብ ምኳኑ ዝተልዓለ ብጣዓሚ ደስ ዝብል፣ ብጣዓሚ ሞጎስ ዘለዎ፣ ብጣዓሚ ዝማርኽ ዕፅዋት እዩ። ሓደ ካብእዚኦ ጥቅሚ ዘለዎ መደሓኒት እዩ።

ማሕበራዊ ሚድያ ሓደ ፌስቡክ ኮይኑ ፌስቡክ ብዙሕ ዘይትፈልጦ ብዙሕ ሰብ ትጋነየሉ ምስ ቡዝሕ ሰብ ትጋነየሉ ናይ ብዙሓት ሰብ ቡዝሕ ስራሕቲ ትሪኤሉ መንገዲ እዩ። ስለዚ ወቅታዊ ዝኾነ መንገዲ መሕበራዊ መንገዲ እዩ። ፌስቡክ ብጣዕሚ ኣብ ቀረባ ግዜ ዝተበለ ኾይኑ ቡዝሕ ሰብ ዝፈለጦ መንገዲ እዩ።

ስፖርት ሓደ ኩዕሾ ኮይኑ ኩዕሾ ብእግሪ ትጫዎቶ ስፖርታዊ ምቅስቃስ ኮይኑ ስፖርት ክልተ ጋንታት ኣብ ክልተ ተመቂሎም ዝጫዎትዎ ስፖርት እዩ። ሓደ ጉሩብ ዓሰርተ ሓደ ሓደ ጉሩብ ዓሰርተ ሓደ ጠቅላላ 22 ክልተይ ተጫወትቲ ኮይኖም ዝጭወት ጨወታ እዩ ።

መፋለጥታት ሓደ ብማሕበራዊ ሚድያ ክነፋልጥ ንኽእል ኢና፡፡ ብማሕበራዊ ሚድያ ክንብል እንተለና ከም እኒ ቴለግራም፣ ከም እኒ ፌስ ቡክን ፣ ከም እኒ ቲክ ቶክን ተጠቒምና ነፋልጠሉ መንገዲ እዩ፡፡ እና ዘብዚኒአዉ ማሕበራዊ ሚድያ ብዙሓት ተጠቀምቲ ስለዘለውዎ ብዙሓት ሰባት ኣገልግሎትናን ግልጋሎትናን ኣፍልጦ ይረኽቡ እዮም፡፡

ካብ ቤት መስተ ሓደ ባህላዊ ቤት መስተ እዩ፡፡ ባህላዊ ቤት መስተ ባህላዊ ዝኾኑ መስተታት ኣብ ምቅራብ ዝፍለጥ እዩ፡፡ ከም ንኣብነት ሚየስ፣ ስዋ ክቀርብ ይኽእል እዩ፡፡ ናይዞም ባህላዊ መስተታት መብዛሕትኡ ግዜ ኣብ ገጠር ኣካባቢታት ዝርከቡ እዮም፡፡

ምስ ታሪክን ተፈጥሮን ዘተሓሓዘ ሓደ ታሪክ ናይ ሃይለስላሴ ኮይኑ ሃይለስላሴ ብጣዕሚ ጎበዝ ናይ ዓድና መራሒ ዝነበረ ንጉስ እዩ እና ብግዚኡ ብጣዕሚ ቡዝሕ ነገራት ገይሩ እዩ፡፡ ትምህርቲ ክመፅእ ገይሩ እዩ ዝተፈላለዩ ሃሪፍ ፅቡቅ ነገራት ገይሩ እዩ፡፡

ካብ መስተታት ሓደ ፀባ እዩ፡፡ ፀባ ካብዝተፈላለዩ እንስሳታት ክነግኒ ንክእል፡፡ 1, ካብ ላሕሙ እዩ፡፡ 2, ካብ ኣጣል ክነግኒ ንክእል ኢና፡፡ ካብ ጊመላት ክነግኒ ንክእል ኢና ዝተፈላለዩ ቦታታት ክንገንይ ንክእል ኢና ፀባ ማለት እዩ፡፡ ፀባ ብጣዕሚ ፅቡቅ እዩ ናይ ሰብ ጉልበት ይሃንፅ እዩ፡፡

ዜና ቁፅሪ ሓደ ድምፂ ወያነ ኮይኑ ድምፂ ወያነና ትግራይ ዜና ንህብ ትካል እዩ ድምፅ ወያነትኢና ትግራይ ዜና እዩዝድምፅ ወያነ ህብ ትካል እዩ ዜና ድምፂ ያነዜና ድምፂ ወርንን

ታሪካቱ ካብ ዝፍልጥ ሓደ ኢሳየስ ኣፈወርቂ እዩ፡፡ ኢሳያስ ኣፈወርቂ ናይ ኤርትራ ፕረዚዳንት እንተኮይኑ ቡዙሓት ዓመታት ዝመፀ እዩ ማለት እዩ፡፡ እዚ ሰብ እዚ ብጣዕሚ ጨካን ብጣዕሚ ጨካን ካብ ምኳኑ ዝተላዓለ ብጣዕሚ ናብ ቡዙሓተ ኤርትራዊያን ስደት እናወፁ ቡዙሓት ሰባት እዳተከሉ እዩም ማለት እዩ፡፡

ካብ ሃይማኖታት ሓደ እስልምና ኮይኑ እስልምና ብዙሕ ተከተልቲ ዘለዎ ቡዙሓት ተከተልቲ ኣብ ብዙሓት ዓመታት ዘፍረየ ሃይማኖት እዩ። ብጣዕሚ ኣፈላላይ ኣለዎ ምስ ክርስትና ክረአ ከሎ ብጣዕሚ ኣፈላላይ ኣለዎ። ነብዮም እንደገና መሓመድ ይበሃል።

ካብ ኣትክልትታት ሓደ ለሚን ኮይኑ ለሚን ምፅፅ ዝበለ ጣዕሚ ኣለዎ ንብዙሕ ግዜ ብጣዕሚ እዩ ዝፀንሕ ንብዙሕ ግዜ ነገራት ክፀንሕ ዝሕግዝ እቲ ኣትክልቲ ብጣዕሚ ጠቓሚ እዩ ዝገብሮ ኣብዚ ነገር ባክተርያታት ናይ ምቕታል ሓይሊ ስለ ዘለዎ ኣሲድ ስለዘለዎ ባክተርያታት ንምቕታል ይጠቕሙ እዮም ።